ንግደን ምትዕድዳግን ንወዲ ሰብ ብጣዕሚ ኣድለይቲ ነገራት እዮም ምክንያቱም እንበልዖ እንክደኖን ይኩን እንረግፆ ነገራት ካብ ንግድእን ምትዕድዳግን ስለ ንረክቦ ንግዲ ዝቀለለ ዝቀልጠፈ ንምግባር እንታይ እንታይ እታወታት የድልዩ?

ምግብታት ሰውነት ደቂ ሰባት ዝሃንፁ፣ ጥዕናና ክንሕሉ ዝገብሩ በብከባብን፣ ብቦታን፣ ብባህልን ፣ብልምድን በበይኑ ዓይነት ኣሰራርሓ ክህልዎም ዝኽእል ንደቂሰባት ብጣዕሚ ጠቐምቲ ዝኾኑ ነገራት'ዮም ኣብ ትግራይ ካብ ስርሑ ባህላዊ ምግብታት ኣብነት ኣቕርቡ።

ፖሊቲካ ቁጠባ ዕብየትን ናፃነትን ንሓቲ ሃገር ዘዕቢ ኣገዳሲ ጉዳይ እዩ፡፡ ነገር ግን ፖለቲካ ብቅንዕና እንተዘይተታሒዙ ህዝቢ እውን ከብርስ ዝክእል ንሃገር ድክነትን ዕነወትን ከምፅእ ዝክእል ጉዳይ እውን እዩ፡፡ ካብ ፉሉጣት ፖለቲካ ውድባት ኢትዮጵያ ገለ ግለፁ?

ደቂ ሰባት ብፍላይ ድማ ደቂ ኣንስትዮ ካብ ተፈጥራዊ መልክዕና ብላዕሊ ደሚቕናን በሪሂንን ንኽንረአ ዝተፈላለየ መጋየፂታትን መመላኽዕታትን ንጥቀም ኢና። እዚኦም ድማ ባህላዊን ዘመናውን ክኾን ይኽእሉ እዮም። ካብ ባህላዊ መጋየፂታት ትግራይ ዝተወሰኑ ፅርሑ።

ባንዴራ መግለፂ ነፃነት ሉኣላውነትን ክብርን ሓንቲ ሃገር እዩ ።ሓንቲ ሃገር ባንዴራ ኣለዋ ማለት ዓርሳ ኸኢላ ጠጠው ዝበለት ካብ ካልእ ዘይትፅበ ሃገር ምካና ይሕበር ነፃነት ሓንቲ ሃገር ንምግላፅ እንታይ እንታይ የድሊ?

እፅዋት ማለት ዓሌታት ኣትክልቲ ኮይኖም ብተፈጥሮኦም ነዋሕትን ፅዕቕ ኢሎም ኣብ በረኻ ዝርከቡን እዮም። እፅዋት ንመድሓኒትን ካልኦት ኣገልግሎታትን ክውዕል ይኽእሉ። እፅዋት ኣብ ከባቢ ኣየር ዘለዎም ፅዕንቶ እንታይ ይመስል?

ምግብታት ብዝህቡና ረብሓ ኣብ ዝተፈላለዩ ክፋላት ክንምድቦም ንክእል ።ንኣብነት ጉልበት ውሃብቲ ምግብታት፣ ሃነፅቲ ምግብታት፣ ሕማም ተከላከልቲ ምግብታት እናበልና ክንምድቦም ንክእል። ጉልበት ካብ ዝህቡ ምግብታት ኣብነት ኣቅርቡ?

ስራሕ ወዲ ሰብ ንክነብር እቲ ብቀዳምነት ዘድልዮን ነገር እዩ፡፡ ምክንያቱ ሰብ እንተዘይ ሰሪሑ ኣይበልዕን ኣይክደንን መንበሪ እውን ክረክብ ኣይክእልን፡፡ ዘመናዊ ዝኮነና ዝቀለለ ስራሕ ንምስራሕ እንታይ እንታይ ምግባር የድሊ?

ደቂ ሰባት ካብ ናብ ቦታ ብቀሊሉን ብስነ ስርዓትን ንክንቀሳቀሱ ተሽከርከርትን ትራስፖርት የድልዮም። ተሽከርከርትን ትራስፖርትን ዘለዎም ኣፈላላይ እንታይ ይመስለኩም ብሱሩከ ዝተፈላለዩ ድዮም?

እፅዋት ቡዙሓት ኣዝርእትን ዓሌትን ኣትክልትታት ኣብ በረካ ተሰብሲቦምን ደን ፈጢሮም ክንሪኦም እንከለና ማለት እዩ፡፡ ንኣብነት ካብ ትግራይ ካብ ዝርከቡ እፅዋት ከም ፅሕድን ካልኦትን ንረክብ ፡፡ ፅሕዲ ንምንታይ ይጠቅም?

አርማ ማለት ሓደ ባንዴራ ወይ ድማ ሓደ ድርጅት ዝፍለየሉ ዝልለየሉ ምልክት ማለት እዩ አርማ ዕላማን ሽቶን ናይ ሓደ ድርጅት ዝሓዘ ምልክት እዩ። አርማ አክሱም ዩንቨርስቲ እንታይ ይመስል ?

ናይ ገዛ እንስሳት ወይ ድማ እንስሳ ዘቤት ኣብ ገዛ ምስ ሰባት ተላሚዶም ን ንሰባት እናገልገሉን ዝነብሩ እንትኮኑ ናይ በረካ እንስሳ ወይ ዳማ እንስሳ ዘገዳም ድማ ካብ ሰባት ተፈልዮም ብሰባት እናተሳደዱ ወይድማ እናሳደዱ ዝነብሩ እንስሳት እዮም። ንጉስ በረካ ዳ ተብሃለ ዝፅዋዕ እንስሳ መን እዩ?

ካብ ወንበር ጣዉላ ወይ ድማ ጠረጴዛ ተስሓቢን ካልኦት አቑሒታትን አብ ገዛን ቢሮን ብመዓረ ንጥቀመሎም አቂሒት እዮም አብ ገዛ ናተጠቀምና አብ ቢሮ ዘይንጥቀመሎም አቁሕታት ግለፁ?

ሱፐማርኬት አቁሑ ወይ ድማ ናይ ሓፈሻዊ ደንካን አቁሑ እሽጋቱን ወይ ድማ ብምዛን ዝሽየጡ አቁሕታት ኮይኖም ንደቂ ስባት ንምግብነትን ንካልኦት አገልግላትን ዝውዕል አብ በቢ ከባቢኡ አብ ከተማታትነ ክንረክቦ ንክእል አቁሑ እዬም። ጥቅሚ ሱፐማርኬት አቁሑ ብዝርዝር አብርሁ?

ስፖርማርኬት ወይ ሓፈሻዊ ደንኻን ማለት ኩሉ ዓይነት እሹጋት አቑሑ ምግቢ ንፅርየትን ዝውዕሉ አቑሑ ዝሽወጥሉ ዓብይ ዕዳጋ እዩ። ካብ ስፖርማርኬት ካብ ዝሽየጡ አቑሑ ገለ ግለፁ?

እፀዋት ንምግብነትን መድሓንትነትን ዝውዕሉ እነስተንፍሶ ፅሩይ ኣየር ክንረክብ ዝገብሩ በረካታት ሰፊሮም ዝርከቡ ዓበይቲ ኣክልቲ ማለት እዮም። ፅሒዲ ዝተባህለ ተክሊ ኣበየናይ ኣከባቢ ትግራይ ይርከብ?

ናይ ገዛ ኣቁሕት ከም ዓራት፣ ኣርማድዮ፣ ሳንዱቅን ካልኦት ንምግብና ንምስራሕ ኮነ ዕለታዊ ናብራና ንምስላጥ እንጠቀመሎም ኣቁሑ እዮም፡፡ ኣብዚ ዘይተዘርዘሩ ናይ ገዛ ኣቁሑ ኣቅርቡ?

ስድራ ማለት ኣብ ሓደ ገዛ ብሓደ እናተመገበን እናተኻፈለን ዝነበር እንትኾን፣ ሕብረተሰብ ድማ ብሓደ ባህሊ ስርዓትን ኣከያይዳን ኣብ ሓደ ከባቢ ዝነበር ማለት እዩ። ሕብረተሰብ እንትሓበር ክፈጥሮም ካብ ዝኽእሉ ነገራት ግለፁ?

መሰረታዊ ግልግሎታት ብውልቀ ሃፍታማት ወይ ከዓ ብመንግስቲ ዝቀርቡ ንደቂ ሰባት ካብ ዕለታዊ መነባብሮኦም ዘድልይዎም ከም ማይ፣ መብራህትን ቴሌ ኣገልግሎትን ዝበሉ እዩም፡፡ መሰረተዊ ግልጋሎታት ብኣግባቡ ንምብፃሕ እንታይ እንታይ ምግባር የድልዩ ?

ናይ ገዛን ናይ በረካን እንስሳት ብተለምዶ እንስሳ ዘቤትን እንስሳ ዘገዳምን ኢልና ንፅዉዕም እዮም። ናይ ገዛ እንስሳት ምስ ሰብ ተላሚዶምን ንሰብ እንዳ ኣገልገሉን ዝነብሩን እንትኮኑ ናይ በረካ እንስሳት ድማ ንሰብ ሓደጋ ኮይኖም ዝነብሩ እንስሳት እዮም ። ካብ እንስሳት በረካ ወይ ድማ ዘገዳም ዝተወሰኑ ጥቀሱ?

ኤሌክትሮኒክስ መነባብሮ ደቂ ሰባት ዘቀላጥፉ ዘመናዊ ብኤሌትሪክ ዝሰርሑ ኣቅሑታት እንትኮኑ ከም መኪና፣ ቴሌቪዥን፣ ሞባይልን ካልኦት ዝኣምሳሰሉ ኣቅሑት ይርከብዎም፡፡ ጥቅሚ ኤሌትሪክ ብዕምቆት ኣረድኡ?

ዜና ዕለታዊ ክንውንን ፍፄሜታትን እንትኸውን ብዝተማሃሩ ሓየሊ ሰባት ማሕበራዊ ሚድያታትን ኣቢሉ ናብ እቲ ሰማዒ ዝቀርብ ነገር እዩ። ካብ ጥቅምታት ዜና ኣብነታት ኣቅርቡ።

ተፈጥሮ ማለት ካብ ደቂ ሰባት ጀሚሩ እንስሳት እፅዋት ንዘመናት ዘለዎም ቅርፅን መልክዕን ዘለዎም ዘርድእ እንትኸውን ኣብ ከባቢ ድማ እዞም ናይ ተፈጥሮ ኣካላት ዝነብርሉ ቦታ እዩ፡፡ ዝፀረየ ተፈጥሮ ንምህላው እንታይ ክንገብር ኣለና?

ሃይማኖት ማለት ደቂ ሰባት ምስ ፈጣሪኦም ፈጢሩና እዩ ኢሎም ምስ ዝአምንዎ አምላኽ ዝራከብሉን ዝረዳድኡሉን ቋንቋ እዩ ። ሃይማኖት አብ ዓለምና ብዙሓት እኳ እንተኮኑ ግን ብዙሓት አምላኻት አለዉ ኢልኩም ዶ ትሓስቡ ?

ከም ቢሮ እርሳስ ደፍተር ኮምፕዩተርን ካልኦትን ዝብሉ ናይ ፅሕፈት መሳርሒታት ፍልጠትና ንምዕቃብን ብፅሑፍ ንምስፋርን ይጠቕሙና ፍልጠትካ ብ ፅሑፍ ምስፋር ዝህልዎ ረብሓ እንታይ እዩ ?

ማሕበራዊ ሚድያ ደቂ ሰባት መራኸቢ ኮይኖም ከም ተክቶክ፣ ፌስቡክ ዝኣመሰሉ እዮም።

ማሕበራዊ ሚደያ ደቂ ሰባት ፍልጠቶምን ሓሳባቶምን ሪኢቶኦምን ዝገልፀሉ ከምኡ እውን ድማ ሓጎሶምን ደስታን ዝረክብሉ መራከቢ ሓፋሽ እዩ። ማሕበራዊ ሚዲያ አብ ሂወት መናእሰይ ዝህልዎ ፀልዋ እንታይ እዩ?

ስራሕ ብዙሕ ዘርፍን ሞያን እንትኸውን ነገር ግን ኩሉ ዓይነት ስራሕ ነናይ ባዕሉ ክብርን ነናይ ባዕሉ ደስታን ዝህብ እዩ፡፡ ስራሕ ንምንባር ብቻ ዘይኾነ ዝጠቅም ስራሕ ክብርን ኩርዓትን እውን እዩ፡፡ ስለዚ ኩሉ ሰብ ክሳርሕ ኣለዎ፡፡ ኩሉ ሰብ ናይ ስራሕ ልምዲ ንከካዕብት እንታይ ክንገብር ኣለና?

ቤት ምግብን መስተን ንደቂ ሰባት በቢዓቅሞምን በቢድሌቶምን ዝተፈላለዩ ዓይነት ምግብታትን መስተታትንዝቀርብሎም ቦታታት እዮም፡፡ ኣብነት ስጋ፣ ኣትክልትን ኣሕምልትን ካብ መስተ ድማ ልስሉሳትን ኣልኮል ዘለዎም መስተታትን ክቀርቡ ይክእሉ እዮም፡፡ እትፈልጥዎም ቤት ምግብን መስተን ግለፁ?

መሳርሒ ዝብል ዛዕባ ሰፊሕ ርእሲ እንትከዉም መሳርሕታት ፅሕፈት ፣መሳርሕታት ሙዚቃ ፣መሳርሕታት ሕርሻን ካልኦት መሳርሕታትን ምጥቃስ ንክእል ኢና፤።ካብ ባህላዊ መሳርሕታት ሙዚቃ ትግራይ ዉስናት ግለፁ።

መሳርሕታት ሂወት ደቂ ሰባት ኣብ ምቅያር ዝዓዘዘ ረብሓ ኣለዎ፣ ንኣብነት ናይ ሙዚቃ መሳርሕታት መንፈስ የሕድሱን ስምዒት ንምግላፅን ክንጥቀመሎም ንክእል ኢና። ካልኦት ንደቂ ሰባት ዝጠቅሙ መሳርሕታት ትፈልጡ ዶ?

ስፖርት ጥዕናና ንምሕላው ሰውነትና ንምህናፅ ዝጠቅመና ዕለት ዕለት ክነዘውተሮ ዝግበአና ስራሕ እዩ። ጭዋዳታትና ወይ ድማ ኣካላትና ንምጥንካር ካብ ዝጠቁሙና ዓይነታት ስፖርት ዝተወሰኑ ግለፁ?

መጋየፂ ማለት ደቂ ሰባት ደሚቅናን በሪህናን ንክንርአ ነባዕልትና ይኾን ንኣከባቢና ንምምዕራግ እንጥቀመሎም መሳርሕታት እዮም። ኣከባቢ ንምምዕራግ ካብ እንጥቀመሎም መሳርሐታት ገለ ግለፁ?

መዝናነይ ቦታ ብኣትክልት፣ ብመብራህትን ብካልኦት መጋየፅታትን ኣጊፁ ኣድለይቲ ዝበሃሉ መስተታትን ምግብታትን ተቀሪቡሉ ኣእምሮና ንምፍትታሕን ምሕዳስን እንጥቀመሉ ቦታ እዩ፡፡ መዝናነይ ቦታታት ክበዝሑ ኣለዎም ዶ ወይስ የብሎምን?

ከብ ሞባይል ቴሌቪዥን መኪናን ካልኦት ናይ ኤሌክትሮኒክስ ኣቑሑን ናብራና ንምቅላልን ንምቅልጣፈን ተባሂሎም ብዘመናዊ መልክዕ ዝስርሑ ንብረታት እዮም። ኤሌክትሮኒክስ ካብ ዝህልዎም ረብሓን ዝህልዎም ጉድኣትን ኣየናይ ይበዝሕ?

ስራሕ ዘይሰርሕ ኣይብላዕ ከም ዝበሃል ስራሕ ንኽትነብር ግድን ክትሰርሕ ኣለካ ስለዚ ክዝምን ከዓ አለዎ።

ስድራ ማለት ኣብ ሓደ ገዛ ዝነብሩ ሰባት እንትኮኑ ሕብረተሰብ ድማ ተሰብሲቡን ተኣኪቡን ናይ ስድራ ስብስብ ኣብ ከባቢ ዝነብር እዩ ። ሕብረተሰብ ዓርሱ ዝከኣለ ባህሊ ክህልዎ ይክእል ዶ?

ስራሕ ኣብ ሂወት ደቂ ሰባት ኣድላይ ካብ ዝባሃሉ ነገራት እቲ ብቐዳምነት ዝስራዕ እዩ። ደቂ ሰባት ኣብ ዝተፈላለዩ ዘርፍታት ተኸፋፊሎም ስራሕ ክሰርሑ ይግባእ። ደቂ ሰባት ኣብ ስራሕ ዘለዎም ኣረኣእያ ንምብራኽ እንታይ እንተተገበረ ይሓይሽ?

ፅሕፈት መሳርሒ ከም እርሳስ፣ ቢሮ፣ ደፍተርን ካልኦትን ኮይኖም ሓሳባትናን ፍልጠትናን ብፁሑፍ መልክዕ ንከነቅምጥ ዝረድኡና እዮም፡፡ ሓሳብካ ብፅሑፍ ምቅማጥ እንታይ ጥቅሚ ኣለዎ?

ፀጉሪ ኣብ ደቂ ሰባት እንስሳታትን እንረኽቦ ነገር እንትኸውን ንደቂ ሰባት ከም መልክዕ ንእንስሳታት ድማ ካብ ቁርን ካብ ካልኦት ነገራትን ዝከላኸለሎም ነገር እዩ፡፡ ፀጉሪ ብዙሕ ጠቅሚ ክህብ ይኽእል እዩ፡፡ ንኣብነት ፀጉሪ በጊዕ ካብ ዝህቦም ጥቕምታት ዝተወሰኑ ግለፁ?

ተፈጥሮ ማለት ስርዓቱን ወቅቱን ሓሊዩ ክረምቲ፣ ሓጋይ፣ ቀውዒን ፅድያን እንዳተፈራረቀ ካብ ዘመናት ናብ ዘመናት ዝመሓላፍ ሃፍቲ ማለት እዩ፡፡ ኣከባቢ ከ እንታይ እዩ?

ንግድን ምትዕድዳግን ንሓንቲ ሃገር ኣብ ኣገደስቲ ካብ ዝባሃሉ ነጋራት እዮም፡፡ ንግድን ምትዕድዳግን ኣብ ዕዳጋ ቅርሺ ዘለዎን ሃፍቲ ንብረት ዘለዎን ቀሪቦም ዝገብርዎ ምልውዋጥ እዩ፡፡ ንግድን ምትዕድዳግን ኣብ ኢኮኖሚ ሓንቲ ሃገር ዘለዎ ለውጢ እንታይ እዩ?

ፋሽን ማለት ቅድሚ ሕዚ ዘይነበር ወይ ድማ ዝነበረ ብሓድሽ መልክዕ ተማሓይሹ ናብ ሕ/ሰብ ናብ ተመልካታይ ዝቐርብ ዓይነት ክዳን ክኸውን ይኽእል ወይ እውን ካሊእ ዓይነት መሳሪሒ እዩ። ፋሽን ኣብ ባህሊ ዘለዎ ፅለዋ እንታይ ይመስል?

ዜና ኩነታት ወቅታዊ ሃገር ኩነታት ስነ-ቁጠባን ፖሎቲካን ዝግለፀሉ በቢማዓልቱ ናብ ህዝቢ ብፅሑፍን ብማሕበራዊ ሚድያ ዝቀርብ መልእክቲ እዩ። ዜና ኣድላይ ዶ ይመስለኩም?

ኣርማ ናይ ሓደ ባንዴራ ወይ ናይ ሓደ ትካል መለለይ ምልክት እዩ። ኩሎም ትካላት ናይ ባዕሎም ዝኾነ ኣርማ ኣለዎም፡፡ ኣርማ ኣክሱም ዩኒቨርስቲ እንታይ ይመስል እንታይ ከ ይውክል።

ጉዕዞ ቱሪዝምን ስደትን ጎዕዞ ማለት ካብ ቦታ ናብ ቦታ ንገብሮ ኩሉ ዓይነት ምንቅስቃሳት እንትኾን፣ ቱሪዝም ድማ ሓዱሽ ፍልጠት ንምቅሳም ፣ ታሪኽ ንምርኣይን ንገብሮ ዑደት ማለት እዩ። ስደት እንታይ እዩ?

ጉዕዞን ትሪዝምን ስደትን ካብ ቦታ ናብ ቦታ እንገብሮ ምንቅስቃሳት እንትኾኑ ጉዕዞን ትሪዝምን ሓዱሽ ሓሳብ ንምርካብ ኣእምሮና ንምፍትሕታሕን ንገብሮም ምንቅስቃሳት እዮም፡፡ ስደት ድማ እንጀራ ንምእላሽ ወይ ድማ ገንዘብ ንምርካብ ንገብሮ ጉዕዞ እዩ፡፡ ስደት ጠቃሚ ዶ ይመስለኩም?

ተፈለጥቲ ሰባት እንብሎም ብዝሰርሕዎ ስራሕ ብዝህብዎ ኣገልግልትን ብዝህብዎ ኣመራርሓን ወይድማ ብዘለዎም ሃፍትን ኣብ ልዕሊ ደቂ ሰባት ፅዕንቶ ዝፈጥሩ ወይ ድማ ለውጢ ክፈጥሩ ዝክእሉ ኣካላት እዮም፡፡ ተፈለጥቲ ሰባት ኣብ ቁጠባ ሓንቲ ሃገር እንታይ ፅልዋ አለዎም?

ጫማ ንቆርበትና ካብ እሾክን ካልኦት ሕማማትን ዝከላከለልና ንደቂ ሰባት ጠቃሚ ዝብሃል ነገር እዩ፡፡ ጫማ ካብ ቆርበትን ካብ ካልኦት ተፈጥራዊ ነገራትን ክስራሕ ይህእል፡፡ ኣብ ቆርበት ካብ ዝስርሑ ጫማታት ኣብነት ኣቅርቡ?

መጋየፂ ደቂ ሰባት ካብ ተፈጥራዊ መልክዖም ብላዕሊ ደምቖምን ፀብቖም ንክራኣዩ ዝሕግዞም ሰብ ስራሕ መመላኽዒ እዩ። ካብ ጥቕምታት መጋየፂ ዝተወሰኑ ግለፁ?

ዜና ማለት ዕለታውን ወቕታውያን ዝኾኑ ዛዕባታት ብዝተዳለወ ፅሐፍን ፣ብዝተዳለወ ምሁርን ኣቢሎም ብማሕበራዊ ሚድያ ናብ ሰማዒ ዝቐርቡ ኣገልግሎታት እዮም። ዜና ዘበናዊ ኮይኑ ንኽቐርብ እንታይ እንታይ ክማላእ ኣለዎ?

ቤት ምግብን መስተን ንደቂሰባት ብፍላይ ድማ ንመናእሰይ ጠቐምቲ ካብ ዝበሃሉ ማሕበራዊ ኣገልግሎታት እቲ ሓደ እዩ። ንንግዲ ዝኽፈቱ እዃ እንተኾኑ ነገር ግን ኣብ ገዛኻ ክትሰርሕ ምስዝኸብደካ ኣብ ደገ ኬድካ ንክትበልዕን ንክትሰትን የኽእሉኻ። ኣብ ትግራይ ፍሉጣት ካብ ዝኾኑ ቤት መስተ ግለፁ?

ንማሕበረሰብ ብዝገብርዎ ኣስተዋፅኦ ብዘለዎም ሃፍቲ ብዝሰርሕዎ ስራሕን ብዝናገረዎ ነገርን ፅዕንቶ ፈጠርቲ ዝኮኑ ሰባት ተፈለጥቲ ሰባት ንብሎም ተፈለጥቲ ሰባት መራሕቲ ፖለቲካ፣ ሃይማኖት ወይድማ ዓበይቲ ትካላት ክኾኑ ይኽእሉ ተፈለጥቲ ሰባት ብምንታይ ንፈልዮም?